ሱፐርማርኬት ኣቁሑት ማለት ሓደ ዓብዪ ድንኳን ኮይኑ ዝተፈላለዩ እሹጋት ነገራት ዝሽየጡሉን ወይ ኮስመቲክሳት ዝሽየጡሉ ቦታ እዩ።

ንግድን ምትዕድዳግን ማለት ሓደ ሽያጥን ገዛእን ዝርከብሉ ሓደ ኾይኑ ሓሳብ ዝላዋወጥሉን ንብረት ዝለዋወጥሉን ገንዘብ ዝላወጥሉን ቦታ ካዓ ይኸውን።

ንግድን ምተዕድዳግን ማለት አብ ሓደ ቦታ ሸያጥን ገዛእን ዝራከብሉ እንትከውን እዚ ድማ ናይ ገንዘብ ልውውጥን ናይ ሓሳብ ልውውጥን ይከውን ።

ናይን ገዛን ቢሮ ኣቑሑ ማለት ናይ ገዛ ኣቁሑ ን ዝተፈላለዩ መሳርሕታት አንትኮኑ ናይ ቢሮ ኣቑሑት ከኣ ን ቢሮ ጥራሕ ንጥቀሞሎም ኣቁሑት ጥራሕ አዮም ።

ወርቂ ኣብ ክሳድ ኣብ እድ ኣብ ግንባር ኣብ ርእሲ ኣብ እዝኒ ዝግበር ሓደ ካብቶም መማላኽዕን መጋየፂን እዩ።

መጋየፂ ማለት መመላኽዒ ማለት እንትኸውን እዙ ድማ ኣብ ዝተፈላለዩ ኣካላት ሰውነትና ይግበሩ ።ኣብ ርእሲ፣ ኢድ፣ እዝኒ አብ ዝተፈላለዩ ወዘተ መመላኽዒ እንጥቀመሉ እዩ።

ሓደ ዓራት ንምስራሕ ኦም ፀሪብካ ።፣መንኮሊ ኣንኪልካ ፣ ብብሎም ኣጣቢብካ ሰሪሕኻ ናይቲ ዓራት ንፅሁነቱን ውሕስነቱን ፂሒፍካ ወረቀትን ምልጣፍ ሓደ መፋለጢ እዩ።

ጥበብን ባህልን ማለት ጥበብ ማለት ክእለት ወይ ከዓ ሞያ እንትከውን ባህሊ ማለት ከዓ ናይ ሓደ ከባቢ መግለፂ ማለት እዩ፡፡

ጨና፣ ኩሕሊ፣ ኣዝማርቶ፣ ሕና ዝተፈላለዩ ናይ መማለክዒታት ዝሸየጥሉ ሓደ ካብቶም ዓበይቲ ስፖርማርኬት ዝበሃሉ ሓደ እዩ፡፡

ምግቢ እንዳበላዕካ ልሰሉስ መስተ እትሰትየሉ ቦታ ወይ ካዓ ሆቴል ካብፍቶ ቤት ምግብን መስተን ሓደ እዩ፡፡